እዚ ምስሊ ኣብ ትግራይ ኣብ ከባብታት ዓጋመ ማለት እዉን ኣብ ዓዲግራት ካብ ዝርከቡ ባህላዊ ምግብታት ሓደ ብተለምዶ ጥሕሎ ናይ እናተብሃለ ዝፅዋዕ ዘርኢ እዩ፡፡

እዚ ምስሊ ካብ ጣዉላ ወይ ከዓ ኦም ተፀሪቦም ዝተፈላለዩ ዓይነት ቅርፂ ክህልዎም ዝተገበሩ ናይ ኣቁሑ ዓይነታት ናይ ዝሽየጠሉ ቦታ ዘርኢ እዩ።

እዚ ምስሊ ካብ ኣብ ሉኣላዊት ሃገር ኢትዮጵያ ዝርከባ ኽልላት ሓንቲ ናይ ዝኾነት ኽልል ትግራይ ዝገልፅ ኣርማ ዝኾነ ባንዴራ ዘርኢ እዪ።

እዚ ምስሊ ካብ ናይ ገዛ ኣቑሑ ዝኾኑ ናይ ክዳን መቐመጢ ኣርማድዮን ከምኡ እውን ንምድቃስ ካብ ዘገልግል ናይ ዓራት ስእሊን ዘርኢ አዩ።

አዚ ምስሊ ካብቶም ኣብ ናይ ሓፈሻዊ ሸቐጣ ሸቐጥ መሸጢ ዝርከቡ ኣልኮላዊ መስተታት ዘርኢ ምስሊ እዩ።

እዚ ምስሊ ካብ ዓበይቲይ መራሕቲይ ሓደ ዝኮነ ናይ ኣባይ ህዳሴ ግድብ መራሕይ ናይ ዝነበር ዘርእይ ምስሊ እዩ።

እዚ ምስሊ ካብ ትግራይ ዘፍረየቶም ዓበይቲ ድምጻውያን ተፈታውን ተሃራፍን ዝኾነ ናይ ዳዊት ነጋ ዘርኢ እዩ።

እዚ ምስሊ ካፍቶም ዓይነታት መስተ ሓደ ዝኾነ ብጣዕሚ ዝጣዓመን ከምኡ እውን ሉዚብ ዝኾነን ዓይነት መስተ ዘርኢ ምስሊ እዩ።

እዚ ምስሊ ካብ ኣብ ሓፈሻዊ ሸቐጣሸቐጥ ዝሽየጡ ኣቑሑ ሓደ ዝኾነ ጡዑም ምግቢ ዘርኢ ካብ ናይ ብሽኩቲ ሓደ ዝኾነ እዩ።

እዚ ምስሊ ሓረስቶት ማይ ኣብ ዝረኽብሉ ግዜ ማለት ውን ክረምቲ ዝዘርእዎ ምህርቲ ውፅኢት ፍረ ዘርኢ እዩ።

እዚ ምስሊ ሃይማኖታዊ በዓል ናይ ኦርተዶክስ ተዋህዶ ስርዓት ዝሓዘ እንትከዉን ኣቅሽቲ ማለት እዉን ካህናት ብዝተፈላለየ መንገዲ ንእግዝኣብሄር ናይ ዘመስግንሉ ስርዓት ዘርኢ እዩ።

እዚ ምስለ ኣብ ኣብ ትግራይ ዝርከቡ ዓበይቲ ናይ ቱሪዝም ቅርስታት ሓደ ዝኮነ ኣብ ከተማ ኣክሱም ዝርከብ ናይ ፅላተ ሙሴ ታቦት ዝርከበሉ ቦታ ዘርኢ እዩ፡፡

እዚ ምስሊ ደቂኣንስትዮ ዝተፈላለየ ዓይነት ናይ ክዳን ኣሰራረሓ ወይ ከዓ ቅዲ ዘለዎ ተኸዲነን ናይ ቁንጂና ወይ ከዓ መልከዕ ውድድር እንተካይዳ ዘርእይ እዩ።

እዚ ምስሊ ካብ ኣብ ትግራይ ዝርከቡ ዝተፈላለዩ ናይ ፀጥታን ስርዓትን ኣኽበርቲ ሓደ ናይ ዝኾኑ ተጋደልቲ ወይ ኸዓ ምክልኻል ናይ ሰራዊትትግራይ ዘርኢ እዩ።

እዚ ምስሊ ካብ እንስሰታት ሓደ ዝኮነ ሰብ ዝተዛረቦ ብምድጋም ዝፍለጥ ብተለምዶ ሽሙ ፓፓጋሎ ናይ ዝባሃል እንስሳ ዘርኢ እዩ፡፡

እዚ ምስሊ ካብ ኣትክልትን ፍራምረን ሓደ ዝኾነ ናይ ተለምዶ ሽሙ ኣራንሺ እንዳተባሃለ ናይ ዝፅዋዕ ዓይነት ተኽሊ ዘርኢ እዩ።

እዚ ምስሊ ካብ ሙዚቀኛታት ትግራይ ሓደ ዝኾነ ናይ ቦኒትዋ ዝበሃል ድምፃዊ ዘርኢ ምስሊ እዩ፡፡

እዚ ምስሊ ካብቶም ኣልኮላዊ መስተታት ወይከዓ ኣልኮል ዘለዎም መስተታት ሓደ ዝኮነ ካብ ተክሊ ወይኒ ናይ ዝስራሕ ዓይነት መስተ ዘርኢ እዩ ::

እዚ ምስሊ ዝተፈላለዩ ጥበባትን ኸምኡ እውን ባህሊ ሓልዮም ናይ ዝተሰርሑን ከም ጀበናን ከምኡ እዉን ፃሕልን ዘርኢ እዩ።

እዚ ምስሊ ካብ ዓይነት ኣከዳድና እንትከውን እዚ ክዓ ዘበናዊ ክዳን ናይ ደቂ ኣንስትዮ ዘርኢ እዩ፡፡

እዚ ምስሊ ናይ ዲያስፖራ ተጋሩ ኣብ ሰሜን ኣመሪካ ዝርከቡ ዋዕላ ማሕበረሰባት ትግራይ ሰሜን ኣመሪካ ዝብል ኣርማ ዘርኢ እዩ።

እዚ ምስሊ ናይ ባህላዊ ስርዓት ዝሓለወ ኣከዳድናን ከምኡ እውን ዘመናዊ ናይ ፀጉሪ ኣቆንናን ዘርኢ ምስሊ እዩ።

እዚ ምስሊ ካብ ናይ በረኻ እንስሳት ሓደ ዝኾኑ ናይ ሽላ ዝብል ስያመ ዘለዎም ዓይነት ኣዕዋፍ ዘርኢ ምስሊ እዩ።

እዚ ምስሊ ደቂ ኣንስትዮ ከም መጋየፅን መመላኽዕን ካብ ዝጥቀማሉን ሓደ ዝኾኑን ናይ ፅፍሪ ቀለምን ከምኡ እዉን ካልኦትን ዘርኢ እዩ፡፡

እዚ ምስሊ ካብ ኣብ ናይ ሓፈሻዊ ሸቀጣ ሸቀጥ መሸጢ ዝሽየጡ ኣቅሑ ሓደ ዝኮነ ናይ ፀጉሪ ሳሙና ዘርኢ ምስሊ እዩ

እዚ ምስሊ ሰላምን ጸጥታን ንኽሰፍን ካብ ሕጊ ማኽበርቲ ሓደ ዝኾኑ ናይ ምክልኻል ሰራዊት ትግራይ ዘርኢ እዩ።

እዚ ምስሊ ናይ ኣብ ክልል ትግራይ ዝርከብ መንግስታዊ ትካል ማሕበር ልምዓት ትግራይ ዝበል ኣርማ ዘርኢ ምስሊ እዩ።

እዚ ምስሊ ካብ ናይ ገዛ ኣቕሑ ሓደ ዝኾነ ዝተፈላለዩ ኣቕሑ መቀመጢ እንጥቀመሉ ብተለምዶ ጠረጴዛ ዝብል መፀውዒ ናይ ዘለዎ ዘርኢ እዩ።

እዚ ምስሊ ካብ ንመጋየፂ ንጥቀመሉ ሓደ ዝኾነ ናይ ቆርበት ቅብአት ብምባል ናይ ዝፈለጥ ሓደ ዘሪኢ እዩ፡፡

እዚ ምስሊ ካብ ባህላዊ ምግብታት ሓደ ዝኾነ ብተለምዶ ስሙ ገዓት እናተባህለ ናይ ዝፍለጥ ዘርኢ እዩ።

እዚ ምስሊ ካብ አብ አኽሱም ዩኒቨርስቲ ዝርከቡ ሓደ ዝኾነ ከም ናይ አዳራሽ ወይ ከዓ መአከቢ ካብ ዝኾነ ሓደ ዘርኢ እዩ ።

እዚ ምስሊ ካብ አትክልቲታት ሓደ ዝኮነ ፍሪኡ ዝብላዕ ብተሎምዶ እውን ፓፓየ ናይ እናተባህለ ዝፅዋዕ ዓይነት ተክሊ ዘሪኢ እዩ፡፡

እዚ ምስሊ ደቂ ተባዕትዮ ካብ ዝቁረፅዎም ዝተፈላለዩ ዓይነት ናይ ፀጉሪ አቋራርፃ ሓደ ዘርኢ እዩ፡፡

አዚ ምስሊ ብምኽንያት ፖለቲካዊ ቅልዉላው ኣብ ትግራይ ናይ ዝተልዓለ ኲናት ይኣክል ዝብል መሪሕ ዝሓዘ ጭርሖ ዘርኢ እዩ፡፡

እዚ ምስሊ ናይ ህፃን ጫማ ኮይኑ ሸባቶ ይበሃል።

እዚ ምስሊ ካብ ዝተፈላለዩ ረብሓ ዘለዎም መሳርሕታት ሓደ ዝኾነ በሪ ንምኽፋት ወይ ክዓ ንምዕፃው ካብ እንጥቀመሉ ሓደ ዘርኢ እዩ።

እዚ ምስሊ አብ ኢድ ናይ ዝእሰሩ ዝተፈላለዩ ዓይነት መጋየፂታት ሓደ ዝኮነ ስዓት ዝብል ስያመ ናይ ዘለዎ አብ ኢድ ናይ ዝእሰር መጋየፂ ዘርኢ እዩ፡፡

እዚ ምስሊ ካብ ኣብ ትግራይ ዝርከቡ ዓበይቲ ውቁር ኣብያተ ክርስትያናትን ከምኡ እውን ዘድምም ጥበብ ዘለዎምን ዘርኢ ናይ ኣቡነ ይማእታ ቤተክርስትያን ወይ ከዓ ገዳም ዘርኢ እዩ፡፡

እዚ ምስሊ ካብ ናይ ገዛ ኣቑሑ ሓደ ዝኮነ፣ ከም እንጀራ መቀመጢ እንጥቀመሉ ባህላዊ ቅርሲ ዝኮነ ጊባቦ ብዝብል ናይ ተለምዶ ሽም ዝፅዋዕ ዘርኢ እዩ።

እዚ ምስሊ ሓረስቶት ንምፍራይን ከምኡ እውን ንዕዳጋ ኣብ ምቅራብን ናይ ዝርከብ ኣብጊዕ ፍርያት ዘርኢ እዩ።

እዚ ምስሊ ካብ እንስሳ ዘገዳም ወይ ከዓ ናይ በረኻ እንስሳታት ሓደ ዝኾነ ብርቂ አብ ኢትዮጵያ ጥራሕ ዝርከብ ብተለምዶ ዋልያ ስያመን ዘለዎ እንስሳ ዘርኢ እዩ።

እዚ ምስሊ መምህሪ ሓገዝ ዝተደገፈን ከምኡ እውን ናይ ህፃናት ክሳብ ሻምናይ ክፍሊ ዘለዉ ዝመሃርሉ ቤት ትምህርቲ ዘርኢ እዩ::

እዚ ምስሊ መስረታዊ ክእለት ናይ ኮምፒወተር ቋንቋ ዝኮነ C++ ዝብል ስያመ ናይ ዘለዎ መፅሓፍ ብፊሊሞን ገብረሂወት ዝተፃሕፈ ዘሪኢ እዩ፡፡

እዚ ምስሊ ካብ ኣብ ትግራይ ዝርከቡ ፈነወ ቴሌቪዥን ዘቕርቡ ሓደ ናይ ዝኾነ ትግራይ ቴሌቪዥን ዘርኢ ኣርማ እዩ።

እዚ ምስሊ እዚ ባህላዊ ክዳን ናይ ደቂ ኣነስትዮ እንትኸውን ብተለምዶ ድማ ጥዕፊ ዝብል ስያሜ ናይ ዘለዎ ዘርኢ እዩ፡፡

እዚይ ምስሊ ካብ ኣብ ኢትዮጵያ ዝርከቡ መስተታት ሓደ ዝኾነ ብተለምዶ ሽሙ ስዋ እናተባህለ ናይ ዝፅዋዕ መስተ ዘሪኢ እዩ።

እዚ ምስሊ ካብ ናይ ገዛ ኣቑሑ ሓደ ዝኾነ ቡና ንምፍላሕ ካብ ንጥቀመሉ ባህላዊ መሳርሒ እንትኸውን ብተለምዶ ስሙ ድማ ጀበና ይበሃል፡፡

እዚ ምስሊ ኣብ ከይዲ ምምሃርን ምስትምሃርን ተምሃሮ ካብ ዝጥቀምሉ መሳርሒ ሓደ ዝኮነ ብተለምዶ ፕላዝማ ዝብል ስያመ ናይ ዘለዎ ዘርኢ እዩ።

እዚ ምስሊ ኣብ ትግራይ ኣብ ከባብታት ብሄረሰብ ናይ ኩናማ ዝቑነንኦ ወይ ክዓ ዝስርሕኦ ዓይነት ናይ ፀጉሪ ኣቋንና ወይ ክዓ ኣስተኻኽላ ዘርኢ እዩ።

እዚ ምስሊ ካብ ኣትክልትን ፍራምረን ሓደ ዝኮነ እዚ ድማ ፍሪኡ ናይ ዝብላዕ ዓይነት ተክሊ ብተለምዶ ኣቨካዶ ተባሂሉ ናይ ዝፅዋዕ ዘርኢ እዩ፡፡

እዚ ምስሊ ኣብ ከይዲ ምምሃርን ምስትምሃርን ህፃውንቲ መምሀሪ ሓገዝ ናይ ዝተደገፈ ስርዓተ አመሃህራ ዘርኢ ምስሊ እዩ::

እዚ ምስሊ ዝተፈላለዩ ናይ ጥበብ ዓይነት ዝተሰርሐ በህላዊ ናይ ስርዓት ቡና ዝፍለሕሉ ኣቅሓ ዘርኢ ምስል እዩ።

እዚ ምስሊ ካብ ናይ ገዛ እንስሳት ሓንቲ ዝኮነት ናይ ጤል እትብሃል እንስሳ ውላድ ብተለምዶ ማሕሲእ ዝብል ስያመ ናይ ዘለወን ዓይነት እንስሳ ዘርኢ እዩ፡፡

ኣብዚ ምስሊ ናይ ዝተፈላለዩ ናይ መመላካክዕን ከምኡ ፀጉሪታት መሸጢ ዝኮነ ሁማን ዝብል መፈላጢ ዝተሰረሐ እዩ ፡፡

እዚ ምስሊ ኣብ ከተማ ኣክሱም ናይ ዝርከብ ቤት ምግብን መስተን ሓደ ዝኾነ ሽሙ ኩዳ ብምባል ዝፅዋዕ ዘርኢ መፋለጢ እዩ፡፡

እዚ ምስሊ ካብ ናይ ገዛ እቁሑ ሓደ ዝኮነ ኮፍ መበሊ ካብ እንጥቀመሉ ሶፋ ብዝብል ናይ ተለምዶ ሽም ዝፅዋዕ ዘርኢ እዩ ።

እዚ ምስሊ ካብ ሃይማኖታዊ መፅሓፍቲ ሓደ እንትከውን ናይ መፅሓፍ ቅዱስ መፅናዕቲ መእተዊ ዝብል ርእሲ ዘለዎ ብመንበረ ፓትራሪክ ቅድስተ ቅዱሳን ማርያም ገዳም ፈለገ ሂወት ሰንበት ትምህርቲ ቤት ዝተዘጋጀወ ዘርኢ እዩ፡፡

እዚ ምስሊ ንመንበሪ ተባሂሎም ካብ ዝስርሑ ገዛታት ሓደ ብባህላዊ መንገዲ ናይ ዝተሰርሑ ገዛታታት ዘርኢ እዩ፡፡

እዚ ምስሊ ካብቶም ኣብ ትግራይ ዝርከቡ ዓበይቲ ውቁር ኣብያተ ክርስትያን ሓደ ዝኾነ ናይ ገዳም ኣብነ ጸንጤሎን ኣብ ኣክሱም ዝርከብ ዘርኢ እዩ።

እዚ ምስሊ ካብቶም ባህላውን ሃይማኖታውን ስርዓታት ሓደ ዝኮነ ብናይ ኦርተዶክስ ተዋህዶ ስርዓተ ተክሊል እንትፍፀም ዘርኢ እዩ፡፡

እዚ ምስሊ ናይ ሓፈሻዊ ሸቅጣሸቀጥ ማለት እዉን ኣብ ዕለታዊ ናብራና ካብ ንጥቀመሎም ነገራት ንዝሽየጡ ኣቁሑ ዝተሰርሐ መፋለጢ ዘርኢ እዩ።

እዚ ምስሊ ደቂ ኣንስትዮ ኣብ ዝተፈላለዩ ዓበይቲ ክብረ በዓላት ከም መርዓ እና ዝተፈላለዩ ሃይማኖታዊ በዓላትን ካብ ዝገብርኦ መጋየፂ ሓደ ዘርኢ እዩ።

እዚ ምስሊ አብ ሃይማኖታዊ ትሕዝቶ ዘለዎም ዝተፈላለየ ዓይነት ቅርፂ ዝተቐረፁ ናይ መስቀል ዓይነታትን ካልኣት መጋየፅታትን ዘርኢ እዩ።

እዚ ምስል ካብ ሓረስቶት ወይካዓ ነጋዶ ዝሰርሕዎም ስራህቲ ሓደ እንትከውን ዝተፈላለየ ጠቅምታት ከም ፀባ ስጋን ዝበሉ ነገራት ንምርካብ ካብ ዝገብርዎ ስራሕ ሓደ ምርባሕ ናይ ላሕሚ ዘርኢ እዩ፡፡

እዚ ምስሊ አብ ኢትዮጲያ ተፈለጥቲ ካብ ዝኮኑ ናይ ምግቢ ዓይነታት ሓደ ዝኮነ ናይ ደርሆ ፀብሒ ዘርኢ እዩ፡፡

እዚ ምስሊ ካብቶም ኣብ ናይ ሓፈሻዊ ሸቀጣ ሸቀጥ ዝሽየጡ ኣቁሑ ሓደ ዝኮነ ናይ ህፃዉንቲ ምግቢ ዘርኢ እዩ::

እዚ ምስሊ ደቂ ኣንስትዮ ኣብ ዝተፋላለዩ ሃይማኖታውን ባህላውን ክብረ በዓላት ዝክደንኦ ዓይነት ኣሰራርሓ ናይ ክዳን ዘርኢ እዩ፡፡

እዚ ምስሊ ካብቶም ሓደ መዛናግዒ ቦታታት ሓደ ዝኮነ ናይ ቤተ ምርኢት ወይ ከዓ ኣብ ናይ መድረክ ዝግበሩ ድራማታት ዘርኢ እዩ።

እዚ ምስሊ ጥበብ ፍልይ ዝበለ ከምኡ ውን ሃይማኖታዊን መልክዕ ዝሓዘ ናይ ክርስትያን ኦርቶዶክስ ተዋህዶ ዘርኢ ምስልታት እዩ።

እዚ ምስሊ ካብቶም ሓደ ናይ ትግራይ ሃፍቲ ተፈጥሮ ዝኮነ ወርቂ ናይ ዝሽየጠሉን ከምኡ እውን ዝፃረየሉ ቦታ ዘርኢ እዩ፡፡

እዚ ምስሊ ካብቶም ንግልጋሎት መሳርሒ ሙዚቃ ንጥቀመሎም ሓደ ዝኮነ ብተለምዶ መፀዊዒ ሽሙ ክራር ናይ ዝባህል መሳርሒ ዘርኢ እዩ።

እዚ ምስሊ ናይ ድምፃዊ ሳሚ ብርሃነ ዝተባሃለ ማዛይ ማዛይ ዘርእስታ ኣልበን ዘርኢ እዩ፡፡

እዚ ምስሊ ካብ ኣብ ኢትዮጵያ ዝምገቡ ምግብታት ሓደ ዝኾነ እንጀራ ፍርፍር ዝብል ናይ ተለምዶ ስያመ ዘለዎ ዘሪኢ ምስሊ እዩ።

እዚ ምስሊ ካብ ማሕበር ሰብ ዝክትሎም ሓደ ዝኾነ ናይ ቀብሪ ስነ ስርዓት ሃይማኖታዊ መልክዕ ዝሓለወ ዘራኢ እዩ።

እዚ ምስሊ ካብቶም ሃይማኖታዊ ትሕዝቶ ዘለዎም ዝተፈለየ ዓይነት ቅርፂ ዘሓዙ አብ ክሳድ ዝእሰሩ ናይ ሃይማኖት መግለፂ ዝኮኑ መጋየፂታት ዘሪኢ እዩ፡፡

እዚ ምስሊ ካብቶም ኣብ ኢትዮጵያ ዝርከቡ ኣብ ዝተፈላለዩ ዓይነት ሓዋላታት ከምኡ እውን ናይ ዕቋርን ልቓሕን ዝሰርሕ ባንኪ ኣባይ ዘርኢ ባንዴራ እዩ።

እዚ ምስሊ ኣብ ከተማ አክሱም ዝርከብ ዓቢይ ቤተ-ንባብ ወይ ከዓ ቤተ-መፃሕፍቲ ዘርኢ እንትኸውን እዚ ከዓ ዝተፈላለዩ ተኽልታት ናይ ተፈጥሮ ማእርጋትን ዝተሃነፀ እዩ።

እዚ ምስሊ ኣብ ከተማ መቐለ እትርከብ ሓወልቲ ከምእዉን ከባቢኣን ዝተፈላለዩ መልክዕ ናይ ተፈጥሮ ማዕሪጎም ዘርኢ እዩ።

እዚ ምስሊ ካብ ኣብ ናይ ገዛ እንስሳ እትምደብ ሓንቲ ዝኮነት ጤል ብምባል ናይ እትፅዋዕ እንስሳ ዘርኢ እዩ፡፡

እዚ ምስሊ ዝተፈላለዩ ዓይነት ናይ ባልትናን ናይ ኣትክልትን መከፋፈልን መሸጥን ዘርኢ መፋለጢ እዩ ።

እዚ ምስሊ ካብቶም ዓይነታት መስተ ሓደ እንትከውን እዚ ከዓ ብተለምዶ ጁስ ወይ ከዓ ሉሱሉስ መስተ እናተባህለ ናይ ዝፍለጥ ዘርኢ እዩ፡፡

እዚ ምስሊ ካብ ፖለቲካዊ መፅሓፍቲ ሓደ እንትከውን ኣርእስቱ ሰላይት ኣብ መቐለ ፀጋይ ተክለማርያም ዝብል ርእሲ ዘለዎ ዘርኢ እዩ፡፡

እዚ ምስሊ ኣብ ኢትዮጱያ ዝነበሩ መራሃሓቲ ሓደ ዝኮነ ናይ ራእስ ኣሉላ ኣባ ነጋ ናይ ኣፍሪካ ቀዳማይ ጀነራል ኣብ ኩናት ዓድዋ ዝተሳተፈን ዘርእይ እዩ።

እዚ ምስሊ ካብ ናይ ንግድን ምትዕድዳግን ሓደ ዝኮነ ናይ ልሱሉስ መስተታት መሸጥን ከምኡ ውን ናይ መከፋፈልን ዘርኢ ምስሊእዩ፡፡

እዚ ምስሊ ባህላዊ ውዝዋዜ አብ ትግራይ ናይ ዝርከቡ ወረዳ አፅቢ ዝተበሃሉ ሁራ ሰለስተ ባህላዊ ውዝዋዜ ዘሪኢ እዩ፡፡

እዚ ምስሊ ካብ ኣብ ማዓልታዊ ስራሕትታትና እንደልዮም ነገራት እንዕድገሉን/ እንገዝኣሉ/ ከም ቡናን ሽኮርን ካልእ ነገራትን ንገዝአሉ ዘርኢ እዩ።

እዚ ምስሊ ደቂ ኣንስትዮ ንምግያፅ ካብ ዝጥቀማሉ ሓደ እንትኸውን እዚ ካዓ ብተለምዶ ኩሕሊ እንዳተባሃለ ዝፅዋዕ እዩ፡፡

እዚ ምስሊ ኣብ ከተማ ኣክሱም ዝርከብ ካብቶም ዓበይቲ ኣብ ዩንስኮ ዝተመዝገቡ ናይ ቱሪዝም ፍልፍል እቶት ዝኮኑ ናይ ፅላተ ሙሴ ዝርከበሉ ቦታ የርኢ።

እዚ ምስሊ ናይ ኦቴሎ ዝብል ርእሲ ዘለዎ መፅሓፍ ዊሊያም ሸክስፐር ዝተደረሰ ብሃይለ መለኮት መዋእል ናብ ትግርኛ ዝተርጎመ መፅሓፍ ዘርኢ እዪ።

እዚ ምስሊ ደቂ ኣንስትዮ ካብ ንመጋየፂ ዝጥቀማሉ ሓደ ዝኮነ ንእዝኒ ወይ ከዓ ሰቑር መጋየፂ ዝከውን ዘርኢ እዩ፡፡

እዚ ምስሊ ካብቶም አብ ትግራይ ዝርከቡ ዓበይቲ ናይ ኩዕሶ ጋንታት ሓደ ዝኾነ ናይ መቀለ 70 እንደርታ ዘርኢ ባንዴራ እዩ፡፡

እዚ ምስሊ ካብ ንመጋየፂ እንጥቀመሎም ሓደ ዝኾነ ንጨጉሪ መሕፀቢ ወይ ክዓ ሻምፖ ብምባል ዝፍለጥ ዘርኢ ምስሊ እዩ፡፡

እዚ ምስሊ ካብ ቡዙሓት ናይ ስራሕ ዓይነት ሓደ እንትኸውን እዚ ካኣ ናይ ልስሉሰ መሸጥን መከፋፈልን ዘርኢ እዩ።

እዚ ምስሊ ካብ ኣብ ትግራይ ዝርከቡ ጋንታታት ኩዕሶ እግሪ ሓደ ናይ ዝኾነ ናይ ጋንታ ወልዋሎ ዘርኢ እዩ።

እዚ ምስሊ አብ እዋናዊት ሃገር ኢትየጲያ ካብ ዘለዋ ክልላት ሓንቲ ዝኮነት ናይ ክልል አማሓራ ባንዴራ ዘርኢ እዩ፡፡

እዚ ምስሊ ኣብ ክልል ትግራይ ናይ ዝርከባ ደቂ ኣንስትዮ ኣብ ከባቢታት ራያ ዝክደንኦ ባህላዊ ክድን ተከዲነን ዘርኢ እዩ፡፡

እዙይ ምስሊ ዝተፈላለዩ ናይ ጥበብ ዓይነት ቅርፃ ቅርፂ ዝተሰርሐ ኣብ ክሳድ ዝእሰር ወይ ከዓ ብተለምዶ ማዕተብ ብምባል ናይ ዝፅዋዕ መጋየፂ ዘርኢ እዩ።

እዚ ምስሊ ኣብ ናይ ሓፈሻዊ ሽቀጣ ሽቀጥ ዝሽየጡ ዝተፈላለዩ ዓይነት ኣቁሑ ናይ መጋየፅታትን ከምኡ ምግብታትን ዝርኢ እዩ።

እዚ ምስሊ ኣብ ከተማ መቀለ 51 ሜትሮ ዝርከብ ማይ ዘለዎ ሓወልቲ ሰማእታት ዘርኢ ምስሊ እዩ፡፡

እዚ ምስሊ ደቂ ተባዕትዮ ዝተፈለየ ዓይነት ናይ ኣቋራርፃ ካብ ዝቁረፅዎ ዓይነት እንትኮውን እዚ ካኣ ፀጉሪ ኣንውሖም ብጎኒ ኣሕፅር ብምባል ካብ ዝቁረፅዎ ኣቋራርፃ ዓይነት እዩ።

እዚ ምስሊ ብምክንያት ኩናት ወይ ከዓ ፖለቲካዊ ቅልውላል ዝመፀ ናይ መንበሪ ምስኣን ናይ ደቂ ሰባት ዘርኢ እዩ ፡፡

እዚ ምስሊ እዚ ኣብ ኣብ ከባቢታት ራያ ደቂ ተባዕትዮን ደቂ ኣንስትዮን ካብ ዝክደንዎ ባህላዊ ክዳን ዘርኢ እዩ፡፡

እዚ ምስሊ ካብቶም ኣርማታት ሓደ እንትከውን እዚ ናይ ዓለም ለከ ማሕበረ ሰብ ሙሁራን ትግራይ ዘርኢ ኣርማ እዩ፡፡

እዚ ምስሊ ካብ ናይ ገዛ አቑሑ ሓደ ዝኾነ ብተለምዶ ምድጃ እንዳተባሃለ ናይ ዝፅዋዕ መሳርሒ ናይ ኣቑሑ ገዛ ዘርኢ እዩ።

እዚ ምስሊ ናይ ካብቶም ኣብ ዓለምና ዓበይቲ ዝባሃሉ ውድባት ሓደ ዝኮነ ናይ ውድብ ሑብራት ዘርኢ ባንዴራ እዩ፡፡

ምስሊ ካብ ከተማ ኣክሱም ንእሽተይ ውፅእ ኢልካ ናይ ዝርከብ ናይ ንግስተ ሳባ ቤተ መንግስቲ ፍራስ ዘርኢ ምስሊ እዩ።

እዚ ምስሊ ካብ ዝተፈላለዩ ጥረምረ ተሰብሲቡ ናይ ዝስራሕ ጥጥቖ ዝብል ናይ ተለምዶ ሽም ዘለዎ ዘርኢ አዩ፡፡

እዚ ምስሊ ደቂ ኣንስትዮ ካብ ዝስርሐኦ ዓይነት ናይ ፀግሪ ኣሰራራሓ ወይ ከዓ ቁኖ አቛንና ሓደ ዝኮነ ጋመ ብምባል ናይ ዝፍለጥ ዘርኢ እዩ።

እዚ ምስሊ ናይ ገዛ ሶፋ ኮይኑ ኮፍ ንምባል ይጠቅም።

እዚ ምስሊ ማሕበረሰብ ሓጎሱን ደስትኡን ካብ ዝገልፆሎም መንገድታት ሓደ ዝኮነ ባህላዊ መንገዲ ወይ ከዓ ስዕሲዒት ገይሮም እንትገልፁ ዘርኢ እዩ።

እዚ ምስሊ ካብ ዝተፈላለዩ ናይ ፀጉሪ መጋየፅታት እንጥቀመሎም ሓደ እንትከውን ናይ ፀጉርና ሕብሪ ንምቅያር ካብ እንጥቀመሎም ሓደ ዘርኢ እዩ ።

እዚ ምስሊ ኣብ ከተማ ኣክሱም ካብ ዝርከቡ ዓበይቲ ቤት ምግብን መስተን ሓደ ዝኮነ ናይ ያሬድ ዜማ ዝተባሃለ ሆቴል ምስሊ እዩ።

እዚ ምስሊ ካብ ኣብ ሓፈሻዊ ሽቀጣሸቀጥ መሸጢ ዝሽየጡ ናይ ህጻዉንቲ ቆልዑ ብተለምዶ ብሽኩቲ ናይ እናተባሃሉ ዝጽዉዑ ዘርኢ ምስሊ እዩ።

እዚ ምስሊ ካብ ኣብ መስትታት ዝምድብ ሓደ እንትኸውን እዚ ከዓ ካብ ተኽሊ ወይኒ ዝስራሕ ዘርኢ እዩ።

እዚ ምስሊ ካብ ኣብ ከባብታት ዓዲ ግራት ባህላዊ ምግቢ ተጌሮም ካብ ዝዉሰዱ ምግብታት ሓደ ናይ ዝኮነ ዘርኢ ምስሊ እዩ ።

እዚ ምስሊ ካብ ኣብ ትግራይ ዝርከቡ ዉቅራት ኣብያተ ክርስትያናት ሓደ ዝኮነ ኣብ ከተማ ኣክሱም ዝርከብ ናይ ፅላተ ሙሴ ታወት ዝርከበላ እያ።

እዚ ምስሊ ካብ ሃይማኖታዊ ዉቁር ኣብያተ ክርስትያናት ሓደ ናይ ዝኮነ ናይ ኣብርሃ ወኣፅብሃ ቤተ-ክርስትያን ብኦርተዶክስ ተዋህዶ ናይ ዝፍለጥ ቤተክርስያን ዘርኢ እዩ።

እዚ ምስሊ ደቂ ኣንስትዮ ንመጋየፂ ካብ ዝጥቀማሉ ሓደ እንትኸውን እዚ ካዓ ናይ እዝኒ መጋየፂ ብፍሉይ ሽሙ ሰቚር ወይ ካዓ ኩቱቻ እንዳተበሃለ ናይ ዝፅዋዕ ዘርኢ እዩ።

እዚ ምስሊ ኣብ ክሳድ ዝእሰር ሃይማኖታዊ ከምኡ እውን ጥበብ ብዝተመልኦ መልክዑ ናይ ዝተሰርሐ ምስሊ ዘርኢ እዩ።

እዚ ምስሊ ሓርስቶት መስኖ ተጠቂሞም ናይ ዘልምዕዎ መሬት ተኸላ ወይ ከዓ ሓፁር ናይ ምግባር ዘርኢ እዩ።

እዚ ምስሊ ካብቲ መሰረታዊ ግልጋሎታት ሓደ ዝኮነ ግልጋሎት ሓይል ኤሌትሪክ እንትዓኑ ወይ ካዓ እንትወድቅ እንተሎ ዘርኢ ምስሊ እዩ፡፡

እዚ ምስሊ ኣብ ከተማ ኣክሱም ናይ ዝርከብ ውቅር ኣባቴ ክርስትያናት ሓደ ዝኾነ ናይ ኣክሱም ፆዮን እንዳተባሃለ ዝፅዋዕ ቤቴ ክርስትያን ዘርኢ ምስሊ እዩ።

እዚ ምስሊ ካብናይ ኣትክልቲን ፍረምረን ዝምደብ ተኽሊ ሓደ ዝኾነ ብተለምዶ ሽሙ ፓፓዮ ብምባል ናይ ዝፍለጥ ዓይነት ተኽሊ ዘሪኢ እዩ።

ምስሊ ደቂ ኣንስትዮ ኣብ ዝተፈላለየ ኩነታት ኣብ ክሳደን ከም መልክዕ ዝኣስርኦ መጋየፂ ዘርኢ እዩ።

እዚ ምስሊ ካብ ናይ ገዛ ኣቅሑ ሓደ ዝኮነ ብተለምዶ ናይ ቡና መገናፈሊ ዝብል ርእሲ ዘለዎ ዘርኢ እዩ፡፡

እዚ ምስሊ አቀሓ ገዛ ኾይኑ ንሽጉርትን ስጋን መኽተፊ ንጥቀመሉ ካራ ይበሃል።

እዚ ምስሊ ናይ ዝተፈላለዩ ዓይነት ኣከዳድና ቅዲ ክዳን ዘርኢዩ ውድድር ናይ ደቂ ተባዕትዮን ናይ ደቂ ኣንስትዮን ዘርኢ እዩ፡፡

እዚ ምስሊ ካብ ኣብ ከባቢታት ትግራይ ዝርከቡ ባህላዊ ምቅስቓሳት ወይ ካዓ ስዕሲዕታት ሓደ ዝኾነ ብተለምዶ ስሙ ኣውርስ ናይ ዝብሃል ዓይነት ዘርኢ እዩ፡፡

እዚ ምሰሊ ካብ መሰረታዊ ግልጋሎት እንጥቀመሎም ሓደ ዝኮነ ተለምዶ ፅርግያ ናይ እንዳተብሃለ ዝፅዋዕ ናይ መሰረታዊ ግልጋሎት ስራሕቲ ዘርኢ እዩ::

እዚ ምስሊ ካብ ዓይነት ኣትክልቲ ፍራምረን ማለት እውን ፍርኦም ናይ ዝብላዕ ዓይነት ተኽልታት ሓደ እንትኽውን ብተለምዶ ድማ ተኽሊ ማንጎ እናተባህለ ናይ ዝፅዋዕ ዘርኢ እዩ።

እዚ ምስሊ ደቂ ተባዕትዮ ዝቑረፅዎ ዓይነት ናይ ፀጉሪ ኣቆራርፃ ወይ ክዓ ናይ ፀጉሪ ኣመለኻኽዓ ሓደ እንትኸዉን እዚ ኣብ ከባብታት ራያ ዝዝዉተር ናይ ደቂ ተባዕትዮ ናይ ፀጉሪ ኣቆራርፃ እዩ፡፡

እዚ ምስሊ ካብ ተክልታት ሓደ ዝኮነ ፍሪኡ ዝብላዕን ዘርኢ እንትከውን እዚ ከዓ ብተለምዶ ተምሪ እናተብሃለ ናይ ዝፅዋዕ ዘርኢ ምስሊ እዩ።

እዚ ምስሊ ካብ ባህላዊ ምግብታት ሓደ ዝኾነ ኣብ ኢ/ያ ዝብላዕ ምግቢ ዓይነት እንትኸውን ብተለምዶ ሽሙ እንጀራ እንዳተባሃለ ናይ ዝፅዋዕ ምግቢ ዘርኢ እዩ።

እዚ ምስሊ ኣብ ኢትዮጵያ ዝርከብ ዓብዩን ቀዳማይን ዝኮነ ንግዲ ባንኪ ኢትዮጵያ ዝብል ኣርማ ዘርኢ እዩ።

እዚ ምስሊ ሓረስቶት ብመስኖ ተጠቂሞም ካብ ዘልምዕዎ ምህርትታት ዘርኢ እንትኸውን እዚ ኸኣ ናብ ምዕዳግን ምትዕድጋግን ማለት'ውን ናብ ዕዳጋ ዝቐርብዎ ምስሊ እዩ።

እዚ ምስል ካብ ሃይማኖት ኣካልት ሓደ ዝኮኑ ብተለምዶ ፍለስቲ ብምብል ናይ ዝፅውዑ ዝርጺ ምስል እዩ።

እዚ ምስሊ ካብ ኣብ ሓፈሻዊ ሸቀጣ ሸቀጥ መሸጢ ዝሽየጡ ልስሉስ መስተታት ዘርኢ እዩ::

እዚ ምሰሊ ብዘድምም መልክዑ ዝተሰርሐ ኣብ ይሓ ዝርከብ ብዘይ ጭቃ ዝተሰርሐ መንድቕ እምኒ ዘርኢ ምስሊ እዩ፡፡

ደደቂ ኣንስትዮ ራያ ዝቁነነኦ ቁኖ እዩ።

እዚ ምስሊ ዝተፈላለየ ዓይነት ስርዓታት ዝግለፀሉ ባህልን ጥበብን ዘርኢ ናይ ሃይማኖታዊ በዓል ኣከባብራ ዘርኢ እዩ።

እዚ ምስሊ ናይ ፋሽን ወይ ክዓ ዲዛይን ዉድድር ዝርኣየሉ መድረኽ እንትኾን እዚ ኽዓ ዝተፈላለየ ዓይነት መልክዕ ናይ ዝተሰርሑ ናይ ደቂ ተባዕትዮ ክዳዉንቲ ዘርኢ እዩ።

እዚ ምስሊ ካብቶም ኣልኮላዊ መስተታት ሓደ ዝኮነ ብተለምዶ አረቂ ብምባል ዝፍለጥ ናይ መስተ ዘርኢ እዩ።

እዚ ምስሊ ካብ ናይ እንስሳ በረኻ ዝምደቡ ሓንቲ ዝኮናት ብተለመዶ ዒፍ ናይ እንዳተባሃለት ትፅዋዕ እንስሳ ዘርኢ እዩ ፡፡

እዚ ምስሊ ደቂ ኣንስትዮ ከንፈረን ዝተፈላለየ ዓይነት መልክዕ ክህልዎን ከምኡውን ፅባቀ ክህልዎን ንምግባር ካብ ዝጥቀማሉ ናይ ቅብኣት ዓይነታት ናይ ከንፈር ቅብኣት ብምባል ናይ ዝፈለጥ ዘርኢ እዩ፡፡

እዚ ምስሊ ንግልጋሎት መጓዓዝያ እንጥቀመሎም ከም ባጃጅ ፣መኪና ከምኡ እውን ሰርቪሳት ዝበለ ነዳዲ አብ ምቅራብ ዝፍለጥ ዓይነት መሰረታዊ ግልጋሎት ዘርኢ እዩ ።

እዚ ምስሊ ሰባት ናይ ሕጊ ጥሕሰት ከጋጥሞም ከሎ ፍርዲ ወይ ከዓ ፍትሒ ዝረክቡሉ ትካል ናይ ቤት ፍርዲ ዘርኢ እዩ።

እዚ ምስሊ ደቂ ተባዕትዮ ባህላዊ ብዝኮኑ መልክዕ ክዳውንቲ ዝተሰርሑ ኣብ ዝተፈላለየ ክብረ ባዓላትን ስርዓታትን ዝክደንዎ ዓይነት ክዳን ዘርኢ እዩ፡፡

እዚ ምሰሊ አብ ናይ ሓፈሻዊ ሸቀጣሸቀጥ መሸጢ ካብ ዝርከቡ ሓደ መጋየፂ ከንፈር ደቂ አንስትዮ ዝጥቀማሉ ዘርኢ እዪ።

እዚ ምስሊ ካብ ናይ ባህላዊን ስርዓት ዝሓለዉን ናይ ኣቆራርፃ ደቂ ተባዕትዮ ዘርኢ እንትከዉን ጎተና ዝብል ስያመ ዘለዎ እዩ።

እዚ ምስሊ እዚ ካብ ዝተፈላለዩ ናይ ተኽሊ ዓይነት ዝተሰርሑ ባህላዊን ጥበባዊን ምስሊ ዘለዎም ናይ ሞኮስተርን ናይ መሽረፈትን ምስሊ ዘርኢ እዩ።

እዚ ምስሊ ዝተፈላለዩ ናይ ህንፃ ጥበባት ካብ ዝተሰርሑ ህንፃታት ሓደ ዝኮነ ብዘይ ጭቃ ካብ ዝተነደቁ ዝተፈላለዩ አእማን ዝተሰርሐ ዘርኢ እዩ ።

እዚ ምስሊ ካብ ናይ ሃይማኖት መራሕቲ ዝኾኑ ብተለምዶ ቐሺ እንዳተባሃሉ ወይከዓ ካሃናት እንዳተባሃሉ ናይ ዝፅውዑ ዘርኢ እዩ።

እዙይ ምስሊ ናይ ባህላዊ መንገዲ ናይ በርበረ ከምኡ እውን ካሊእ ነገራት ናይ ኣወቃቅጣ ስርዓት ዘርኢ እዩ።

እዚ ምስሊ ካብ ናይ ገዛ አቑሑ ሓደ ዝኾነ ብተለምዶ ስሙ ዓራት እናተባሃለ ናይ ዝፅዋዕ ዘርኢ ምስሊ እዩ ።

እዚ ምስሊ ደቂ ኣንስትዮ ካብ ዝኽደንኦ ዝተፈላለየ ዓይነት ናይ ክዳን ኣቆራርፃ ወይ ከዓ ቅዲ ዝተሰረሓ ዘመናዊ ክዳን ዘርኢ እዩ።

እዚ ምስሊ ብተለምዶ ካብ እንሰትዮም መስተታት ሓደ ዝኾነ ብጣዕሚ እዉን ጥዑም ዝኾነ ብተለምዶ ሻሂ እናተብሃለ ናይ ዝፍለጥ ዓይነት መስተ ዘርኢ እዩ፡፡

እዚ ምስሊ ደቂ ኣንስትዮ ካብ ዝስርሕኦ ወይ ከዓ ዝቁነንኦ ዓይነት ናይ ፀጉሪ ኣሰራርሓ ሓደ ዝኾነ ቁጥጥር ዝብል ሽም ናይ ዝፅዋዕ ዘርኢ እዩ ።

እዚ ምስሊ ካብ ናይ ገዛ ኣቑሑ ሓደ ዝኾነ ብተለምዶ ፍርጅ እናተባህለ ናይ ዝጽዋዕ ዓይነት መሳርሒ ዘርኢ እዩ።

እዚ ምስሊ መኪናታት ወይ ከዓ ግልጋሎት መጓዓዝያታት ካብ ንምጉዕዓዝ ዝጥቀሙሉ መንገዲ ብተለምዶ ፅርግያ እንዳተባሃለ ናይ ዝፅዋዕ ዘርኢ ምስሊ እዩ፡፡

እዚ ምስሊ ካብ ኣብ ናይ ግልጋሎት መጉዓዝያ እንጥቀመሎም ሓደ ናይ ዝኾነ ተለምዶ ሽሙ መኪና ዝብል ናይ ምፅዋዕ ዘርኢ እዩ።

እዚ ምስሊ ልስሉስ መስተ ኮይኑ ሚሪንዳን ፔፕስን ይርከብዎም።

እዚ ምስሊ ካብ ናይ ገዛ አቁሑ ሓደ ዝኮነ ባህላውን ከምኡ እውን ታሪካዊ ዝኮነ ናይ ቡና መውቀጢ ዘርኢ ምስሊ እዩ፡፡

እዚ ምስሊ ናይ ኣብ ከተማ አክሱም ዝርከብ ናይ ነፈርቲ መዕረፊ ሃፀይ የውሃንስ ራብዓይ ኤርፓርት ዝብል ዘርኢ እዩ፡፡

እዚ ምስሊ ኣብ ገጠራት ናይ ዝነብሩ ሰባት ርሑቅ ከይዶም ዝረክብዎ ማይ እንትቀድሑ ዘርኢ ምስሊ እዩ።

እዚ ምስሊ እዚ ካብ ናይ ኢ/ያ ዝርከቡ ኦርተዶክስ ተዋህዶ ሃይማኖት መራሕቲ ወይ ክዓ ናይ ሃይማኖት ሓለፍቲ ዝኮኑ ካህናት ዘርኢ ምስሊ እዩ፡፡

እዚ ምስሊ ካብ ኣብ ኢትዮጵያ ዝርከቡ ሃይማኖታት ሓንቲ ዝኮነት ናይ ኢትዮጵያ ኦርቶዶክስ ተዋህዶ ሃይማኖት ዘርኢ ባንዴራ እዩ።

እዚ ምስሊ ካብ አብ ኢትዮጵያ ተፈለጥቲ ዝኮኑ ምግብታት ሓደ ናይ ደርሆ ፀብሒ ዝብል ስያመ ዘለዎ ዓይነት ምግቢ ዘርኢ እዩ ።

እዚ ምስሊ ጥንታዊ ቤተክርስትያን ኣብ ኣኽሱም ዝርከብ ቤተ ክርስትያን እዩ።

እዚ ምስሊ ካብ መጋየፅን መመላክዒን ደቂ ኣንስትዮ ዝጥቀማሉ ሓደ ዝኮነ ናይ ከንፈር ቅባኣት ብምባል ናይ ዝፍለጥ ዘርኢ እዩ።

ምስሊ ደቂ ኣንስትዮ ንመጋየፂ ካብ ዝጥቀማሉ ሓደ ዝኮነ መማላክዒ ፀጉሪ ካብ ዝጥቀማሉ ዘርኢ እዩ::

እዚ ምስሊ ደቂ አነስትዮ ካብ ዝስረሐኦ ዓይነት ናይ ፀጉሪ አቋንና ሓደ ዘመናዊ ዝኮነ ዘርኢ እዩ ።

እዚ ምስሊ ዝተፈለላዩ ነገራት ኣብ ወረቀት ንምፅሓፍ ናይ እንጥቀመሉ ብተለምዶ ቢሮ እናተባህለ ናይ ዝፅዋዕ ዘርኢ እዩ።

እዚ ምስሊ ካብ ናይ ኣብ ሓፈሻዊ ሸቀጣ ሸቐጥ ዝሽየጡ ኣቑሑ ሓደ ዝኾነ ናይ ፀጉሪ ቅብኣት ዘርኢ ምስሊ እዩ።

እዚ ምስሊ ኣብ ከባብታት ራያ ደቂ-ተባዕትዮን ደቂ-ኣንስትዮን ዝክደንዎ ዓይነት ኣከዳድና ክዳን ዘርኢ እዩ።

እዚእዩ። ስሊ ካብቶም ባህላዊ መጋየፂታት ሓደ ዝኾነ ደቂ ኣንስትዮ ፀጉረን ልምምልኻዕ ካብ ዝጥቀማሉ ሓደ ዝኾነ ዘርኢ እዩ

እዚ ምስሊ ካብ ግልጋሎት መጓዓዝያ እንጥቀመሉ ሓደ ዝኮነ ከም ፈሳስን ከምኡ'ውን ማያትን ንምጉዕዓዝ ንጥቀመሉ ዘርኢ እዩ።

እዚ ምስሊ ኣብ ትግረይ ካብ ዝርከቡ ዩኒቨርሲቲታት ሓደ ዝኮነ ኣብ ከተማ አክሱም ናይ ዝርከብ ናይ ኣክሱም ዩኒቨርሲቲ ኣርማ ዘርኢ እዩ።

እዚ መሰሊ ኣብ ናይ መልክዕ ወይ ከዓ ፅባቐ ውድድር እትካየድ ደቂ ኣንስትዮ ዝተፈላለየ ዓይነት ክዳውንቲ ንምክዳን ናይ ውድድር እካይዳ ዘርኢ እዩ፡፡

እዚ ምስሊ ካብቶም መስረታዊ ግልጋሎታት እንረኽበሉ ሓደ ናይ ጥዕና ሕክምና ዘርኢ መፋለጢ እዩ፡፡

እዚ ምስሊ ካብቶም ናይ ቢሮ አቁሑ ዝኮኑ ዘሪኢ እንትከውን እዚ ከዓ ናይ ስባት ኮፍ መበሊ ወንበርን ጠረቤዛን ዘሪኢ እዩ፡፡

እዚ ምስሊ ካብ ሃይማኖታዊ ትሕዝቶ ዘለዎም ናይ መጋየፂታት ሓደ እንትኸውን እዚ ከዓ አብ ክሳድ ዝእሰር ሃይማኖታዊ ዝኾነ መስቀል ወይ ከዓ ማዕተብ ዝብል ስያሜ ዘለዎ እዩ።

እዚ ምስሊ ካብ መፀባበቒ ዝጠቅሙ ነገራት ሓደ ዝኮነ እዚ ካዓ ናይ ቆርበት ቅብኣት ብምባል ናይ ዝፍለጥ ዘርኢ እዩ።

እዚ ምስሊ ካብ ናይ ደቂ አንስትዮ ዝስረሐኦ ናይ ፀጉሪ አቃንና ወይ ካዓ አፀባብቃ ዘርኢ እንትከውን እዚ ካዓ አብ በዓላትከም እኒ አሸንዳ ዝበሉ ዝቅኖኖኦ ዘርኢ እዩ፡፡

እዚ ምስሊ ካብ ንግልጋሎት መጓዓዝያ እንጥቀመሎም ሓደ ዝኮነ ከም ፈሰስቲ ኣብነት ማይ፣ ረሳሕ ፈሳስን ዝበሉ ካብ ቦታ ናብ ቦታ ንምጉዓዝ አንጥቀመሉ ዘርኢ እዩ።

እዚ ምስሊ ካብ ኣብ ትግራይ ዝርከባ መንግስታዊ ትካላት ሓንቲ ዝኾነት ናይ ትካል እግሪ ምትካል ትግራይ ዘርኢ ኣርማ እዩ ።

እዚ ምስሊ ካፍቶም ሙዚቃታት ወይ ከዓ ደርፍታት ሓደ ናይ ዝኾነ ናይ ዑስማን ዓብድልራሒም ደርፊ ዘርኢ እዪ

እዚ ምስሊ ካብ ኣብ ትግራይ ዝርከቡ ባህልታት ሓደ ዝኾነ ኣብ ወረዳ ኣፅቢ ናይ ዝነብሩ ሰባት ባህሊ ዝኾነ ሁራ ሰለስተ ዘርኢ እዩ።

እዚ ምስሊ ሓደ ሰብ ካብ ቦታ ናብ ቦታ ንምንቅስቃስ ካብ ዝጥቀመሎም ናይ መጓዓዝያ ሓደ ዝኾነ ናይ ሳይክል ዘርኢ እዩ።

እዚ ምስሊ ኣብ ከተማ መቐለ ናይ ዝርከብ ዓብዪ እስታዴም ዘርኢ እንትኸውን እዚ ከዓ ዝተፈላለዩ ናይ ስፖርት ዓይነታት ዝካየደሉ ቦታ ዘርኢ እዩ።

እዚ ምስሊ ካብ ኣብ ሓፈሻዊ ሸቀጣሸቀጥ መሸጢ ዝሽየጡ ኣቁ ሑ ናይ ህፃውንቲ ምግቢ ብምባል ናይ ዝፍለጥ ዘርኢ ምስሊ እዩ፡፡

እዚ ምስሊ ካብቶም ጥንታዊን ታሪካዉን ከምእዉን ናይ ባህሊ መግለፂ ዝኾኑ ብኢድ ናይ ዝተሰርሑ ስፈ ዝብል ስያመ ናይ ዘለዎም ዘርኢ ምስሊ እዩ።

እዚ ምስሊ ሸቀጣሸቀጥ ኮይኑ ደቂ ኣንስትዮ ንምምልኻዕ ዝጥቀማሉ እዩ።

እዚ ምስሊ ካብ አትክልትን ፍራፍረን ሓደ ኮይኑ አራንሺ ይበሃል።

እዚ ምስሊ ካብ ስሮም ዝብልዑ አትክልቲ ሓደ ዝኮነ ብተለምዶ ስሙ ቀይ ሱርወይ ካዓ ቀይሕ ሱር እናተባህለ ናይ ዝፈለጥ ዘርኢ እዩ፡፡

እዚ ምስሊ ካብቶም ኣብ ናይ ሓፈሻዊ ሸቀጣ ሸቀጣ መሸጢ ወይ ድንካናት ዝሽየጡ ናይ ዕሽጋት ምግቢ ዘርኢ ምስሊእዩ፡፡

እዚ ምስሊ ካብ ብዘበናዊ መንገዲ ዝተሰርሑ ናይ መንበሪ ገዛታት ዘራኢ ሓደ እዩ።

እዚ ምስሊ ካብ ግልጋሎት መሳርሒ ሙዚቃ ዝውዕል ሓደ ዝኾነ ክራር ብዝብል ናይ ተለምዶ ሽም ዝፅዋዕ ንግድን ምትዕድዳግን ዘርኢ እዩ፡፡

እዚ ምስሊ ካብ ኣብ ናይ ሓፈሻዊ ሸቀጣሸቀጥ ዝሽየጡ ናይ ምግብነት ኣቁሑ ዝኮነ ቆሎ ወይ ከዓ ዳቦ ቆሎ ዘርኢ ምስሊ እዩ፡፡

እዚ ምስሊ ናይ ኢትዮ ቴለኮም ናይ ሞባይል ኢንተርኔት ራባዓይ ወለዶ መፋለጢ እዩ።

እዚ ምስሊ ካብ አብ ትግራይ ዝርከቡ ጋንታታት ኩዕሶ እግሪ ሓደ ዝኾነ ናይ ጋንታ ኩዕሶ እግሪ ወልዋሎ ዘርኢ እዩ።

እዚ ምስሊ ካብ ኣብ ናይ ሓፈሻዊ ሽቐጣ ሽቐጥ ዝሽየጡ ናይ መጋየፂ ኣቁሑ ሓደ እንትኽውን እዚ ከዓ ናይ ቆርበት ቅብአት ብምባል ናይ ዝፍለጡ ዘርኢ እዩ።

እዚ ምስሊ ካብ ደቂ ተባዕትዮ ዝቁረፅዎ ወይ ከዓ ዝስርሕዎ ናይ ፀጉሪ መልክዕ ሓደ ዘርኢ ምስሊ እዩ ፡፡

እዚ ምስሊ ካብ ኣትክልትን ኣሕምልትን ሓደ ዝኮነ ንምግብነት ካብ እንጥቀመሎም ኣስበይዛታት ሓደ ዝኮነ ብተለምዶ ኮሚደረ እናተባሃለ ናይ ዝፅዋዕ ዘርኢ እዩ፡፡

እዚ ምስሊ ካብ ኣልኮላዊ መስተታት ሓደ ዝኾነ ኣብ ትግራይ ናይ ዝምረት ራያ ቢራ ዝበል ስያመ ናይ ዘለዎ ዘርኢ እዩ።

እዚ ምስሊ ካብ ዝተፈላለዩ ሓሳባትና ንምፅሓፍ ወይ ከዓ ንምግላፅ ካብ እንጥቀመሉ ሓደ ዝኮነ ናይ ኣጀንዳ ወይ ከዓ ደፍተር ብምባል ናይ ዝፍለጥ ዘርኢ እዩ::

እዚ ምስሊ እትረእዎ ደቂ ተባዕትዮ ምስ ደቂ ኣነስትዮ መርዓ ክምርዐዉ እንተለው ሃይማነታዊ ስርዓት ዝሓዘ ናይ ኦርቶዶክስ ተዋህዶ ሃይማኖት ዘርኢ ምስሊ እዩ ፡፡

እዚ ምስሊ ካብ ተክልታት ሓደ ዝኮነ እዚ ከዓ ፍሮኦም ካብ ዝቡሉዕ እንትከውን ብተለምዶ ስሙ ፓፓየ ናይ እናተባህለ ናይ ዝፅዋዕ ዓይነት ተክሊ ዘርኢ እዩ፡፡

እዚ ምስሊ ብዝተፈለየ ዓይነት ቅርፂ ዝተሰርሐ ናይ ማህሌታይ ቅዱስ ያሬድ ቅርፂ ዘርኢ ኣብ ከተማ ኣክሱም ዝርከብ እዩ፡፡

እዚ ምስሊ ካብ ሃይማኖታዊ በዓላት ሓደ ዝኾነ በዓል መስቀል ኣብ ከተማ ዓዲግራት መስቀል ጮምዓ እንትኽበር ዘርኢ ምስሊ እዩ።

እዚ ምስሊ ናይ ሃይማኖታዊ ቅርፂታት አብ ክሳድ እና ካህናት አብ ኢዶም ናይ ዝሕዝዎን ናይ ደቂ አንስትዮ አብ ፀጉረን ዝስክዐኦን ከምኡ እውን አብ ክሳድ ናይ ዝእሰርን ዝሽየጡ ዘርኢ እዩ፡፡

እዚ ምስሊ ካብ ሃገራት ምብራቅ አፍሪካ ሓንቲ ዝኮነት አብ ጉኒ ኢትዮጲያ እትርከብ ሃገረ ኤርትራ ዘርኢ ባንዴራ እዩ፡፡

እዚ ምስሊ ኣብ ሓፈሻዊ ሸቐጣ ሸቐጥ መሸጢ ናይ ዝሽየጡ ኣቑሑ ሓደ ዝኾነ ናይ ፅፍሪ ቀለምን ከምኡ እውን ካልኦት ነገራትን ዘሪኢ ምስሊ እዩ።

እዚ ምስሊ ናይ ህፃውንቲ ቆልዑ ናይ ዝመሃርሉ ኣፀደ ህፃናት ዘርኢ ምስሊ እዩ።

እዚ ምስሊ ካብቶም ኣብ ኢትዮጵያ ዝርከቡ ግልጋሎት ሓይልታት ሓደ ዝኮነ ናይ ግልጋሎት ሓይሊ ኤሌክትሪክ ዘርኢ ባንዴራ ወይ ከዓ ኣርማ እዩ፡፡

እዚ ምስሊ ካብቶም ጥበባዊ መንገድን ከምኡ'ውን ባህሊ ዘካተቱ ዝተፈላለዩ ዝተሰርሑ ኣቁሑታት ዝሽየጠሉ ቦታ ዘርኢ እዩ።

እዚ ምስሊ ናይ ፖለቲካዊ ውድብ ህዝባዊ ወያነ ሓርነት ትግራይ ወይ ካዓ ህ.ወ.ሓ.ት ዝብል ፖለቲካዊ ፓርቲ ዘርኢ እዩ ፡፡

እዚ ምስሊ ብሃይማኖታዊ መልክዕ ዝተሰርሐ ናይ መስቀል ቅርፂ ዘለዎ ፣ አብ ክሳድ ዝእሰር ፣ብተለምዶ ማዕተብ እናተብሃለ ናይ ዝፅዋዕ መጋየፂ ዘርኢ እዩ፡፡

እዚ ምስሊ ካብ ሃይማኖታዊ መጽሓፍቲ ሓደ እንትኸውን ብኣመንቲ ሃይማኖት ክርስትና ከም መጽሓፍ ቅዱስ ብምባል ዝፅዋዕ እዩ።

እዚ ምስሊ ካብ ኣብ ናይ ሓፈሻዊ ሸቀጣ ሸቀጥ ዠሽየጡ ኣቁሑ ሓደ ዝኮነ ጨጉሪ ከም መሕፀቢ ወይ ከዓ ሻምፖ ብዝብል መፀወዒ ናይ ዝፅዋዕ ዘርኢ እዩ፡፡

እዚ ምስሊ ሰባት ዝተፈላለየ መንገዲ ሓጎሶሙን ደስተኦሙን ካብ ዝገልፅሉ ስርዓት ሓደ ዝኾነ ባህላዊ ስዕስዒት ዘርኢ እዩ።

እዚ ምስሊ ሓረስቶት ማይ መስኖ ንምጥቃም ካብ ዝሰርሕዎ ናይ ልሙዕ መሬት ዘርኢ ምስሊ እዩ።

እዚ ምስሊ ደቂ ኣንስትዮ ፀጉረን ዝማዕረገን ከምኡ እዉን ፍልይ ዝበለ ፅባቐ ንክህልወን ካብ ዝጥቀምኦ ዓይነት መጋየፂ ዘርኢ እዩ፡፡

እዚ ምስሊ ኣብ ኦርቶዶክስ ተዋህዶ ስርዓት ናይ ቤተ-ክርስትያን ካህናት ምርኢት ዝገብሩሉ ቦታን ከምኡውን ናይ ካህናት ምስሊ ዘርኢ እዩ።

እዚ ምስሊ ደቂ ኣንስትዮ ኣብ ዓበይቲ ባዓላትን ከምኡ እውን ባህላዊን ሃይማኖታውን ባዓላት ዝገብረኦ ወይከዓ ዝለብሶኦ ዓይነት ናይ እዝንን ናይ ፀጉርን ከምኡ እውን ናይ ክሳድ መጋየፂ ዘሪኢ እዩ።

እዚ ምስሊ ካብ ኣብ ናይ ሸቐጣ ሸቐጥ መሸጢ ድንኳናት ዝሽየጡ ዝተፈላለዩ ናይ መፀባበቒ ሓደ ዝኾነ ደቂ ኣንስትዮ ፀጉረን ንኽፅብቐለን ካብ ዝገብረኦ ዓይነት መመላኽዒ ዘርኢ እዩ፡፡

እዚ ምስሊ ካብ ኣብ ሓፈሻዊ ሸቀጣሸቀጥ ዝሽየጡ ሓደ ናይ ዝኾነ ቅልጡፍ ምግቢ ወይ ከዓ ዕሹጋት ምግብታት ዝርከበሉ ዘርኢ እዩ ።

እዚ ምስሊ ኣብ ከባቢታት ገጠር ማለት እውን ካብ ከተማ ውፅእ ኢልካ ኣብ ዝነብርሉ ቦታ ናይ ገዛታት ዘርኢ ምስሊ እዩ።

እዙይ ምስሊ ደቂ ኣንስትዮን ደቂ ተባዕትዮን ብዝትፈላለየ ዓይነት ኣሰራርሓ ወይከዓ ቅዲ ናይ ዝተሰርሑ ክዳውንቲ ዘሪኢዩሉ መድረክ ዘሪኢ እዩ።

እዚ ምስሊ ካብቶም ኣብ ኢትዮጵያ ዝርከቡ ናይ ቱሪዝም ቦታታት ሓደ እንትከውን እዚ ከዓ ናይ ሰሜናዊ እዝ መበል ዓሰርተ ሓደ ክፍለጦር ናይ ሰማእታት ዝክሪ ሓወልቲ ዘርኢ እዩ።

እዚ ምስሊ ሃይማኖት ክርስትና መፅሓፍ እንትኸው መፅሓፍ ንስኀ ሂወት እዩ።

እዚ ምስሊ ካብ ናይ መጓዓዝያ ዓይነትታት ዘርኢ እንትኸውን እዚ ካኣ ከበድቲ ኣቁሑት ካብ ቦታ ናብ ካልእ ቦታ ካብ ሓደ ከተማ ናብ ካልእ ከተማ ንመጓዓዓዚ ካብ ዝጥቀሙሉ እዩ።

እዚ ምስሊ ካብ ዝተፈላለዩ ዓይነት ስራሕቲ ሓደ ዝኮነ ካብ ናይ ጣውላ ተሰሪሑ ዝተፈላለዩ ውፅኢታት ዝሽየጠሉ ቦታ ዘሪኢ እዩ።

እዚ ምስሊ ገዓት 2 ዓለም ዝብል ርእሲ ዘለዋ መፅሓፍ ብኤፍሬም ኣፈወርቂ 2008 ዓ/ም ናይ ዝተሓተመት መፅሓፍ ዘርኢ ምስሊ እዩ፡፡

እዚ ምስሊ ሓረስቶት አብ አዋን ክረምቲ ዘሪኦም ዘብቅልዎ ዓይነት እኽሊ ናይ ስርናይ ዘርኢ እዩ፡፡

እዚ ምስሊ ካብቶም ናይ በረካ እንስሳ ተባሂሎም ዝቁጽሩ እንስሳት ሓንቲ ዝኮነት ብተለምዶ ድማ ቅንፊዝ እናተባህለት ናይ እትጽዋዕ ዓይነት እንስሳ ዘርኢ እዩ።

እዚ ምስሊ ኣብ ሓፈሻዊ ሸቐጣ ሸቐጥ መሸጢ ድንኳናት ካብ ዝሽየጡ ዕሹጋት ምግቢ ሓደ ዝኮነ ምስሊ እዩ፡፡

እዚ ምስሊ ካብ ባህላዊ ስርዓታት ሓደ ዝኾነ መርዓ እንትኸውን ኣብዚ ከዓ መርዑት ባህላዊ ክዳን ተኸዲኖም ካባ ለቢሶም ዘርኢ ምስሊ እዩ።

እዚ ምስሊ ናይ ቆርበት ቅብኣት እዩ።

እዚ ምስሊ ካብቶም ኣብ ትግራይ ዝርከቡ ዓበይቲ ዓለምለካዊ ባንክታት ሓደ ዝኾነ ናይ ኣንበሳ ዓለምለካዊ ባንኪ ዘርኢ እዩ።

እዚ ምስሊ ካብ ሃይማኖታዊ ስርዓታት ካብ ዝኮኑ ናይ ምምሃርን ምስትማሃር ከይዲ ዘርእዩ ኦርቶዶክስት ተዋህዶ ዘርኢ እዩ፡፡

እዚ ምስሊ ካብ ናይ ገዛ አቁሑ ሓደ እንትከውን ከም መደቀሲ ዘገልግል ልሙድ ሽሙ ድማ ዓራት እንዳተባሃለ ናይ ዘፍለጥ ዘርኢ እዩ ፡፡

ንመጒዓዝያን ብፍላይ ን መሀወፂ ዝጠቅም ተሽከርካሪ እዩ።

እዚ ምስሊ ደቂ ኣንስትዮ ባህላዊ ክዳንን ባህላዊ ቁኖን ተቆኒነን ብባህላዊ መንገዲ ስእሊ ዝተሰኣለ የርኢ፡፡

እዚ ምስሊ ካብቶም ዓበይቲ መራሕቲ ዝነበሩ ናይ ሃፀይ የውሃንስ ራብዓይ እናተብሃለ ናይዝፅዋዕ ዘርኢ እዩ፡፡

እዚ ምስሊ ኣብ ትግራይ ደቂ ተባዕትዮ ዝቁረፅዎ ዓይነት ናይ ፀጉሪ ኣቆራርፃ እንትኸውን እዚ ከዓ ብተለምዶ ጉተና ብምባል ዝፍለጥ ዘርኢ እዩ፡፡

እዚ ምስሊ ካብ ደቂ ኣንስትዮ ንመጋየፂ ዝጥቀማሎም ነገራት ሓደ እንትኸዉን እዚ ከዓ ብተለምዶ ኩሕሊ ዝብል ስያመ ዘለዎ እዩ፡፡

እዚ ምስሊ ናይ ዝተፈላለዩ ናይ ኢድ፣ ናይ ክሳድ፣ ናይ መነፀር ከመኡ'ውን ካልኦት ዝተፈላለዩ ዓይነት መጋየፅታት ዝሽየጠሉ ዘርኢ እዩ።

ካብ ኣብ ናይ መጋየፅን መማላኽዕን ዝምደቡ ሓደ እንትኸውን እዚ ካዓ ካብ ተኽሊ አዝማሪኖ ዝተሰርሐ ናይ ፀጉሪ ቅብኣት ዘርኢ እዩ፡፡

እዚ ምስሊ ዝረኣ ዘሎ ደቂ አንስትዮ ንመመላክዕን ንቆርበት መለስለስን ዝጥቀማሉ እዩ።

እዚ ምስሊ ካብቶም መሳሪሕታት ሙዚቃ ሓደ ዝኾነ ብ ናይ ተለምዶ ስሙ ሳክስፎን ብምባል ናይ ዝፍለጥ ምስሊ ዘርኢ እዩ።

እዚ ምስሊ ካብ ንገዛ መስርሒታት ዝኮኑ ኣቕሑ ሓደ እንትኸውን፤ እዚ ከዓ ስሚንቶ ብዝብል መፀውዒ ዝፅዋዕ እዩ፡፡

እዚ ምስሊ ካብ ናይ ገዛ ኣቁሑ ሓደ ኾይኑ ምግቢ መቀረብን መብልዕን ይጠቅም።

እዚ ምስሊ ካብ ዝተፈላለዩ መሰረታዊ ግልጋሎታት ሓደ ዝኮነ ናይ ጥዕና መፋለጢ ማእከል መባእታዊ ክንክን ጥዕና ዘርኢ እዩ ።

እዚ ምስሊ ካብ ናይ ገዛ እንስሳ ሓንቲ ዝኮነት ናይ ኣድጊ ዉላድ ወይ ከዓ ዒሉ ብዝብል ቅፅል ሽም ናይ ዝፅዋዕ እንስሳ ዘርኢ እዩ ።

እዚ ምስሊ ካብ ኣብ ትግራይ ዝካየዱ ውድድራት ሓደ እንትኸውን እዚ ከዓ ውድድር ሳይክል ብምባል ዝፍለጥ ናይ ስፖርት ዓይነት እዩ ።

እዚ ምስሊ ካብ ኣቁሑት ናይ ቢሮ ሓደ እንትከውን እዚ ከዓ ኮፍ መበሊ ዘገልግልን ብተለምዶ ጣውላ ወይ ከፍ መበሊ ጠረጴዛ ብምባል ዝተሰየመ ዘርኢ እዩ፡፡

እዚ ምስሊ ካብ ናይ ገዛ እንስሳ ተባሃሎም ዝፍለጡ ሓደ ዝኾነ ብተለምዶ ስሙ ከልቢ እናተባሃለ ናይ ዝፅዋዕ እንስሳ ዘርኢ እዩ።

እዚ ምስሊ ካብ ናይ ገዛ እንስሳ ሓንቲ ዝኾነት ብተለምዶ ሽም ድማ በጊዕ እንናተባሃለት ናይ እትፅዋዕ ዓይነት እንስሳ ዘርኢ እዩ፡፡

እዚ ምስሊ ናይ ተለምዶ ፅሕዲ እንዳተባሃለ ዝፅዋዕ ዓይነት ተክሊ ዘርኢ እንትከውን እዚ ድማ ከም መማላክዒ እንጥቀመሉ ዓይነት ተክሊ እዩ።

እዚ ምስሊ ካብ ኣብ ናይ መጋየፂ አቂሑት ዝሽየጠሎም ሓደ ዝሽየጥ እንትከውን እዚ ከዓ ናይ ቆርበት ቅብአት ብምባል ዝፍለጥ ወይ ከዓ ስያመ ዘለዎ ዘሪኢ እዩ፡፡

እዚ ምስሊ ዝተፈላለዩ ናይ ገዛ አቁሑ ከም ጀበና፣ መጎጎ ፈርኒሎ ወዘተ ዝአመሰሉ ዝሽየጠሉ ገዛ ዘሪኢ እዩ፡፡

እዚ ምስሊ ካብቶም ንመመላካክዒ ወይ ከዓ መጋየፂ ካብ እንጥቀመሎም ነገራትሓደ ዝኾነ ብተለምዶ ጨና እንዳተባሃለ ዝፅዋዕ ዘርኢ እዩ።

እዚ ምስሊ ኣብ ከተማ ኣክሱም ካብ ዝርከቡ ውቁር ኣባቴ ክርስትያን እቲ ዓብይ ዝኾነ ናይ ኣክሱም ፅዮን ማርያም ቤተ ክርስትያን ኣብ ውሽጢ ዝርከም ምስሊ እዩ።

እዚ ምስሊ ካብ ናይ በረኻ እንስሳት ሓንቲ ዝኾነት ኣብ ማይን ኣብ መሬትን ብምንባር እትፍለጥ ጭንቁራዕ እትበሃል እንስሳ ዘርኢ እዩ

እዚ ምስሊ ካብ መሰራታዊ ግልጋሎታት እንረክበሉ ሓደ ዝኮነ ናይ ርሑቅ መስመር ስልኪ ዘራክብ ሓደ ዝኮነ ትካል ኢትዮ - ቴሌኮም ኣብ ኢትዮጵያ ኣብ ከተማ ኣክሱም ዘርኢ ምስሊ እዩ፡፡

እዚ ምስሊ ካብ ናይ ገዛ እንስሳ ሓደ ዝኾነ ናይ ጤል ውላድ ወይከዓ ማሕሲእ ብዝብል ሽም ናይ ዝፅዋዕ እንስሳ ዘርኢ እዩ።

እዚ ምስሊ ካብ ዝተፈላለዩ መስተታት ማለት እውን ከም ቡናን ሻሂን ዝበሉ ንምስራሕ ካብ እንጥቀመሎም ናይ ገዛ ኣቁሑ ጀበናን ከምኡ እውን ብራድን ዝብል ናይ ዘለዎ ዘርኢ እዩ፡፡

እዚ ምስሊ ካብ ዝተፈላለዩ ዓይነት ናይ ሽኮርን ቡናን ከምኡ እዉን ካልኦት መሰረታዊ ነገራት እንረኽበሉ ናይ ስራሕ ቦታ ዘርኢ ምስሊ እዩ፡፡

እዚ ምስሊ ካብ አብ ናይ በረኻ እንስሳት እትምደብ ሓንቲ ዝኮነት ብሕብራን መልክዓን ተፈታዊት ናይ ዝኮነት ብተለምዶ ዑፍ ናይ እንዳተባሃለት ትፅዋዕ እንስሳ ዘርኢ እዩ ።

እዚ ምስሊ ብፍሉይ ሕብራን ከምኡ ውን ምልክዓን ካብ እትፍቶ ናይ በርካ እንስሳ ተባሂላ ክብ እትቁጸር ናይ በረካ እንስሳ ዘርኢ ምስሊ እዩ።

እዚ ምስሊ ደቂ ኣንስትዮ ዝተፈላለየ ዓይነት ናይ ፀጉሪ ዓይነት ኣሰራርሓ ንኣብነት ከም ቁኖ ከምኡ እዉን ናይ ፓሌስትራ ስራሕቲ ናይ ፀጉሪ ዝስራሓሉ ናይ እንዳ ፀጉሪ መፀባበቒ ዘርኢ እዩ፡፡

እዚ ምስሊ ካብ ሃይማኖታዊ ዝኮነ ስርዓታት ዝኮነ ቤተ-ክርስትያን ናይ ኦርቶዶክስ ተዋህዶ ናይ ስርዓተ ተክሊል ዘርኢ ምስሊ እዩ፡፡

እዚ ምስሊ ካብ ኣብ ናይ ኢትዮጵያ ዝርከቡ ናይ ኦርተዶክስ ተዋህዶ መራሕቲ ወይ ከዓ ዲያቆናትን ካህናትን ዘርኢ ምስሊ እዩ፡፡

እዚ ምስሊ ካብ ግልጋሎት ኣቑሑ መጓዓዓዝን ከምኡ እዉን ሰባት መጓዓዓዝን እንጥቀመሉ ሓደ ዝኾነ ብተለምዶ መኪና ብዝብል መፀዉዒ ዝፅዋዕ እዩ፡፡

እዚ ምስሊ ደቂ ኣንስትዮ ንዝተፈላለየ ዓይነት ፅባቐ ክህልወን ንምግባር ዝጥቀማሉ ናይ ፅባቐ ወይ ከዓ መጋየፂ ኣቕሑት ዘርኢ እዩ፡፡

እዚ ምስሊ ካብ አብ ከተማ አክሱም ዝርከብ ዓብዩ ዩኒቨርስቲ ናይ አክሱም ዩኒቨርስቲ አደራሽ ዘርኢ እዩ፡፡

እዚ ምስሊ ካብ ዝተፈላለዩ ናይ ስራሕቲ ሓዊ ንምንዳድን ከምእውን ፀብሒ ንምስራሕን ካብ እንጥቀመሉ ፈርኔሎ ዝበል ስያሜ ዘለዎ መሸጢ ቦታ የርኢ።

እዚ ምስሊ ዝተፈላለየ ናይ ጥበብ ዓይነትን ከምኡ እውን ባህሊ ብዝሓለወ መንገዲ ዝተሰርሑ ነገራት ዝግዝኡሉን ዝሽየጥሉን ዘርኢ እዩ ።

እዚ ምስሊ ካብ ዝተፈላለዩ አቁሑታት ብምብላዕን ብምንዳይን ትፍለጥ ሓንቲ እንስሳ አንጭዋ ዝብል ስያመ ዘለዎ ዘሪኢ እዩ፡፡

እዚ ምስሊ ደቂ ኣንስትዮ ብዝተፈላለየ መልክዕ ዝትሰርሑ መጋየፅታት ናይ ኣብ ክሳድ ዝእሰሩ ዘርኢ ናይ መስቀል ዓይነት እዩ።

እዚ ምስሊ ናይ ዝተፈላለዩ ናይ ጎማ ዝስረሐሉ ብተለምዶ ጎሚስታ እንዳተባሃለ ናይ ዝፅዋዕ ዓይነት ስራሕ ዘርኢ ምስሊ እዩ፡፡

እዚ ምስሊ ሓረስቶት ወይ ካዓ ገባራት ትግራይ ዝተፈላለዩ ዓይነት ናይ መስኖ ስራሕቲ ብምስራሕ ካብ ዘፍርይዎ ምህርቲታት ዘርኢ እዩ

እዚ ምስሊ ካብ አብ ትግራይ ዝርከቡ ዓበይቲ ጋንታታት ኩዕሶ እግሪ ሓደ ዝኾነ መሪሕነት ዝርከብን ናይ መቐለ 70 እንደርታ ኣርማ ወይ ካዓ ባንዴራ ዘርኢ እዩ፡፡

እዚ ምስሊ ካብ ኣብ ሓፈሻዊ ሸቀጣ ሸቀጥ ዝሽየጡ ሓደ ዝኾነን ካብ ናይ ስብ ስራሕ ፀባ ዝብል ብተለምዶ ሽም ዘለዎም ስእሊ ዝተወሰደ እዩ፡፡

እዚ ምስሊ ደቂ አነስትዮ ኣብ ክብረ በዓል ናይ ኣሸንዳ ካብ ዝስረሓኦ ዓይነት ናይ ፀጉሪ ኣቆናንና ሓደ ዝኮነ ዘርኢ እዩ፡፡

እዚ ምስሊ ካብ ኣብ ሓፈሻዊ ሸቀጣሸቀጥ ዝሽየጡ ናይ መጋየፂ ሓደ እንትኸውን እዚ ካዓ ናይ ቆርበት ቅብኣት ብምባል ናይ ዝፍለጡ ምህርቲታት ሓደ እዩ።

እዚ ምስሊ ሓረስቶት ዝተፈላለዩ ዝራእትን ከምኡ እዉን ኣሕምልትን ፍራምረን ብምፍራይ ካብ ዝጥቀሙሉ ናይ መስኖ ስእሊ ዘርኢ እዩ።